መሠረተ ልምዓት ማለት ነመውዓላ ሓንቲ ሃገር ኣብ ዝግበር ውዕዞ ቊልፍ እጃም ዘበርክት ከምኡውን ጸገማት ሓንቲ ሃገር ክቓሉ ሃብ ዝኸሉ ሥረሕቲ ሓደ ኾይኑ ካብዚኣቶም ድማ ዝርግሐ ተለኮምምንቄሽን ይርከብ።

ብና ካብቶም ዓይንታት መስታሕ ሓደ ኾይኑን ከም መዘነግዐ መዳምቒ በዓላትን እጥቀመሉ ካብ ዓልቦል ነፃ ዝኾነ መስተ እዩ ካብዙይ ኃሊፉውን ከም ሓደ መትሐኒት ክጥቀሙሉ እሙን የርአ።

ፋሽን ማለት ዘመናዊ ቅዲ ኣሠራር ክዳን ኮይኑ ኣብዝ ሕዚ ሰዓት ብዙኅ ተኸታሊ እናረኸበ ዝመጽእ ዘሎ ዓይነት ኣከዳድና እዩ ከም ሓደ ፍልፍል ኢኮኖም ሓንቲ ዓዲ ድማ እናሆነ ይረከብ።

ኣርኪቴክተር ሥራሕተ ሕንፃ ማለት ነወዲ ሰብ ንመንበር ገዛን ናይ ሥራሕ ቦታን ኩምኡውን ዓበይት ሕንጽኣት ምሥራሕ ጥቅን ኪነ ሕንፃ እዩ እዙይ ድማ ኻብ ጥንቲ ጀሚሩ ዝነበረን እና መዓለ ዝመጸን ኣሠራሕ ሕንጻ እዩ።